መጋየፂ ብክልቲኦም ፆታታት ዝግበር ኮይኑ መብዛሕቲኡ ግዜ ግን ደቂ ኣንስትዮ ዝገብሮኦ እዩ፡፡ ካብ ናይ ደቂ ኣንስትዮ መጋየፂታት ዝበሃል ካዓ ኮትሻ ኣሎ ገዋግው ኣሎ ዝተፈላለዩ መጋየፂታት ኣለዉ፡፡ ንበዓላት ንመርዓ ይጥቀማሉ፡፡